ባህለን ጥበብን ብብዙኅ መንገድ እታ ክግለጽ ይኽእልንኣብነት ብናይ ይደ ጥበብ ሥሩሑ ቕርፃጽታትን ሥእልታትን ካብቶም ንናይ ጥንታውያን ቀርዘሳት ኽውክሉናን ኽእሉ እዮም ኖብሎም ሓደ እዩ።

ዘንኣውቱር ብብዙኅ መንገድእታት ክንረኽቦን ክንሰምዖን እንኽእል እንትንኸውን ሓደ ኻብኣቶም ድማ ብመጻሕፍትን ጋዜይጣን እዩ ካብቶም ብጋዜይጣታት ክንረኽቦሎም እንኽእል ሓደ ጣውያ ድማ ኣዲስ ዘመን እዩ።

በለስ ኣውቕት ኽረምቲ ጥራሕኻብ ዝርከቡ ፍርያታት ሓደ ኾይኑ ብዙኅ ፍርያት ዝርከበሉ ዞባድመ ኣብዞባ ምብራቕ ፍሉይ ቦታ ዓድግራት ብበዝሕ ይርከብ።

ብዓይነቶም ብዙኃት ዓይነት ሰኣንታት እንትሉ ደቂ ሰባት ካብ ቦታ ናብ ቦታ ብምችወት ከንቀሣኣሱ የሕግዙ ሓደ ኻብእዚኣቶም ብቖርበት ዘተሠርሐ ሰእኒ እዩ።

ገዛን መንበርን ብዙኅ ዓይነት ኣሠራርሓን ኣቀማምቃን ዘለም እንትኾን ኣብ ከቶማ ሥራሕ ድማ ፊልዜበልን ዝዛየደ ጊዝዕ ዝኃለወን እዩ።

እዙ ኣብ ምስሊ እንርዮ ዘለና ውሩ ተጋደላይ ራእእሲ ኣሉላ ኣቦዓነጋይ በሃል ብዙኅ ታሪኸም ዝፈጸመ ከም ዝሠርሐን ድማ ብውዙኃት ዝፍለጥን ዝዘንተውን እዩ ።ኣበይ ተወሊዱ ኣበይከ ኣሪፉ?

እዞም ኣብ ምስሊ እንሪኦም ዘለና ዓይነታት ሳሙና ብዙሓትን ጠቐምትን ምኾኖም የርእዩ፡፡ ካብ ምንታይ ካብ ምንታይ ዝተሰርሑ ምኾኖም ግለፅ?

እዝ ምስሊ ኸም ዘመላኽተና ኣብ ዓውዪ ጸልም ጽርጋያ ሓንቲ ተስሓቢት መኪንና ከምቲ ጐዕት የመላኽተና እዛ ተስሃቢት እንታይ ተፃኤና ዘላ ይመስለኩ

እዚ ንሪኦ ዘለና ምስሊ ካብዞም ዓይነታት ተክሊ ሓደ ኮይኑ ከይተከልናዮ ካብ ዝበቅሉ ተክልታት እዩ። ሽሙ እንታይ ይበሃል ወይ ድማ እንታይ ተባሂሉ ይፅዋዕ?

ፃዕዳ ሽጕርቲ ካብቶም ዓይነታት ሽጉርቲ ሓደ ኾይኑ ንሰውነትና ወይ ድማ ንጠዕና ኣድለይት ጠቀምትን ካብ ዝበሃሉ ኣንስቲን ቈጽራቕ ሓደ እዩ።

ዝተመጣጠኑ ምግብታት ዝበሃሉ ብዝሓት እዮም፡፡ ካብኣቶም ግን ሓደ እንቊላሊሕ፣ ሥጋ ፣ተኽልታት ኢሉ ውን ጥራምረ ቶምብቀንዱ ዝጥቀሱ እዮም፡፡

ደቂ ሰባት ዝጥቆምሎም ብዙኃት ኣኣይነተቕሑት ወላይኳዳ ኣይሃለዉ እምበር ናይ ገዛን ናይ ቢሮን ረቝሑ ተብሂሎም ድማ ኣብ ኸልተይምቀሉ እቲ ናይ ገዛ ሕኑ ብሎ ሓደ ከረሬንስ እዩ።

ደቂ ኣንስትዮ ካብ ዝጥቀማሎሞ ዓይነት መጋየፂ ኩሕሊ እቱይ ቀንዲ እዩ። ኣበየናይ ኣካላት ሰውነት የገልግል ወይ ድማ ይጥቀማሉ?

እዚ ኣብ ምስሊ ንሪኦ ዘለና ክልተ ዓይነት ሕብሪ ወይ ድማ በበይኑ ዓይነት ሕብሪ ዘሎ ኾይኑ ሓደ ዓይነት ተኽሊ ምዃኑ የመላኽተና፡፡ ንምንታይ እዩ ዝተፈላለየ ዓይነት ሕብሪ ሒዙ ዘሎ?

ብኤልክትሪ ተሓጊዞም ደቂ ሰባት ብዙሕ ጥቕምታት እንሃቦ ዝርከቡ ዘበኖም ዝኃለዉ መሣርስታት ሓደ ድምጽና ጐልዩ ነኽስማዕ ዘሕግዘና መሣርሒ እዩ።

ዘበኖም ሓልዮም ዝመጽቕ ሕትኾይኖም ደቂ ሰባት ሥራሕቶም ብቕልጡፍ ንኽሠርሑ ዘገልግልዎም ወይ ድማ ዝጠቕምዎም እንተኾኑ መንደቕ ንምንኳል ድማ ይጠቀሙሉ::

ኣከባብራ ብዓል ጥምቀት ኣብዙኅ ቦታታትን ክብብታትን ኣምነናይ ባዕሉ ዝኾነ ፍሉጥ ዝኾነ ናይ መጠመቕ ቦታ ኣለዋ ማሹም ድማ ኣብ ኣኽስም ካብ ዘለዉ መጠመቕ ቦታታት እቲሓድን እቲ ብዙኅ ሰብ ዝእከበሉ ቦታን ዝጥመዐሉን እዩ።

እዚ እንርእዮ ዘለና ምስሊ ተሽከርካሪት ወይድማ ናይ ገዛ መኪና ምዃና ይሕብረልና። ናይ ባዕልኻ መኪና ምህላው ዘለዎ ጥቕምታት ዘርዝሩ?

ሥራሕትና ንም ፍላጥኢልና ኣፍ በርናን ንጥቀመሎም ብዙኃያት ሚላታት መፋልጥ ተዓለዎም ሓደብ ብሓጺም ጌርካ ኣብ ኣፍበርይ ጠጦምባል እቲመማረጺ ኸውን ይኽእል እዩ።

ምግዜን ወስተን ደቂ ሰባት ኣድለይ ቲኪያው ዝብሃሊ ነገራት ሓደ ስለለኾነ ኣብዙኅ ቦታታት ንረኽቦ ብፍላይ ድማ ኣብ ቀ ረባ ንረኽቦ ዓይነት መስተ ቡኑ እዩ።

ብዙሓት ናይ ገዛ ቕሑ እንትህልዉ ከከም ገዝኡን ከከም ኣነባብሩኡን ድማ ዘተፈላለይ ዓይነታት ኣቕሑት ኣለዎ ናይ ስእልይ መቐመጢ ሓደ ኻብቶም ናይ ገዛ ቕሑት እንትኸውን ንገዛዊ መጸበቕ ይጠቅመና።

ኣካል ጥንካረ ንወድሰብ ኣድለይቲ ካብ ዝበሃሉ ነገራት ሓደ እዩ፡፡ ብዙሓት ረብሓታት ድማ ኣለዉዎ፡፡ ካብቶም ረብሓታት ሰለስተ ግለፅ?

ደቂ ሰባት ነጥቆሞም ብዙኃት ተፈጥራው መጸባ በቕታት እንተልዉ ባናና ተጠቃሲ እዝ ድማ ገጽናን ኽለስለስን ጽቡቕ ንኽኸውን ኢሉውን ለማጥ ንኽኸውን ይሕግዘናይሕግዘና።

ደቂ ሰባት መነባብሮኦምኒ ምብራሕ ኽብሉ ኣብ ሓንቲ ጸባብ ገዛ ወይ ድማ ኣሓንትካንሸሎ ብዙኅ ዓይነት ናይ ንግዲ ሥራሕቲ እናሣለጡን እናፈለጡን ይረከቡ።

ኣብ ስዕረት ዝብሉዕ ምግብታት ራሕሲ ዘለዎም ምግብታት እንተኾኑ ካብዞም ራሕሲ ዘለዎም ምግብታት እቶም ጸባን ውፂሕ ጸባን ኢሉውን ሥጋ ተጠቀስትን ፍልይ ዝበለ ጣዕምን ኣለዎም።

ንመስኅል ቱርዝም እንጥቀመሎም ብዙኃት እንሳት ዘገዳም ከም ዘለዉ ይፍለጥ ሓደ ኻብኣቶም እንሣት ዘገዳም ኣህባይ ተጠቀስቲ እዮም።

ብዙኃት ጨንፈራት ሥራሕ እንተሉ ካፍቶም ጨንፈራቱም ሓደ ሸቐጣ ሽቐጽ ተጠቃሳይ እዩ ሸቐጣ ሽቐጥ ክንብልኽለና ድማ ኣብ ሓደ ኽፊልካኾኒ ኽእል ናሰንቀሠቐስኻውን ናይምሓድ ዕድል ኣሎ።

ብዓቲ ዝባሃል ካብ ከውሒ ዝተፈልፈለ ንመፅለሊ ኢሉውን ንመመሓላለፊ እዚ ክንብል ከለና ኸም መሕለፊ መንገዲ ጌርና ንጥቀሞሉ ንኽእል ዓይነ ስነ ፊልፍል ከውሒ እዩ፡፡

ዜና ኣውተር ደቂ ሰባት ኣብ ሓደ ኽፍ ኢሎም ዓለም ኣበይ ኲነታት ክንትርከብ ጽከታ ተልሉ መሥርሕ እዩ ነዝ ነስኸሳለጥ ወይ ድሞ ብቕሊሉ ንኽፋጠንን ንኽባጻ ሕንድ ዘገልግለና ሓ መኸ ሓፋሽ ድብጸ ወያነ እዩ።

ደቂ ሰባት ዝጥቆምሎም መጕዓስታት ኣብ ክልተ ኽንኸፍሎም ንኽእል ንሳቶም ድማ ባሕላውን ዘበናውን መጕዓዝታት እንትበሃሉ ባሕላዊ መቋዕስታት ኻበኑብሎም ሓደ ጋሪ እዩ።